እዚ ምስሊ እዚ ካብ ትሊህታት ትግራኛ ሓደ ኮይኑ ሁራ ሰለስተ ዝተባህለ ኮይኑ እዚ አብዚ ሎሚ ዓመት አብናይ ብርቅታት መዝገብ ንክምዝገብ እናተፃዕረ ይርከብ፡፡

እዚ ምስሊ እዚ ሓደ መፅሓፍ እንሄ፡፡ ናይዚ መፅሓፍ ሽም መዝገበ ቃላት ትግርኛ ብትግርኛ እንትኸውን ብናይ ኢትዮጵያ ቋንቋታት ኣካዳሚ ብዓሰርተ ትሸዓተ ቴስዓን ትሸዓተን ዝተሓተመ እዩ፡፡ ናይዚ መፅሓፍ ሽፋን ከዓ ቆፃል ሕብሪ እዩ፡፡

እዚ ምስሊ እዚ መነን እንትከውን ደቂ አንስትዮ ትግራይ ዝክደነኦ ክዳን ሓደ እዩ፡፡ እቲ ካብኡ ብተወሳኪ ከዓ መቀነት እውን ገይራ እኒሃ ፡፡

እዚ ምስሊ እዚ ናይ ባንዴራ አትዩጰያ እንትኸውን ሕድሕድ ቀለማት ነናይ በዓሎም ትርጉም ዝሓዙ እዩም። ቆፃል ሓምለዋይነት ተምልክት ፣ብጫ ቡህሩ ተስፋ፣ ቀይሕ ከዓ ናይ መስዋእትነት ከም ዝትኸፈለሉ እዩ ፣ሰማያዊን እዚ ኮኮብን ካዓ ማዕርነት ብሄረ ብሄረ ሰባትን ህዝብታትን አትዩጰያ ዘማላኽት እዩ።

እዚ ምስሊ እዚ ሓንቲ ጓል ኣንስተይቲ ጥልፊ ተከዲና እኒኣ። ብባህሊ ትግራይ ጥልፊ ማለት እ ዓብይ ክብሪ ዓብይ ቦታ ዝወሃቦ ኮይኑ መብዛሕቲኡ ግዜ ሞርዑት ዝኽደንኦ ክዳን እዩ፡፡